ናይ ህዝቢ ኣገልግሎት፤ ናይ ህዝቢ ኣገልግሎት ዝበሃል መንግሥቲ ካብ ዝተፈላለዩ ማሕበረ ሰባት ዝኣኮዎም ቕርሺ ተቐቢሉ ዝተፈላለዩ ሕንፀት ሓኒፁ ንሕዝቢ ኣገልግሎት ጥቅሚ ዝውዕሉ መሰረት ልመዓት እንንት ሀንፅ አዩ።